እዚ ንሪኦ ዘለና ካብቲ ናይ ቀደም ቱሪስትታት ሓደ ኮይኑ ሽሙ ናይ ኣኽሱም ሓወልቲ እንዳተባህለ ዝፅዋዕ ንዓይንኻ ሰሓብን ኣስደናቕን ዝኾነ ዓይነት ቅርፃ ቅርፂ ዘለዎ እዩ፡፡

እዚ እንሪኦ ዘለና ኣርማ ናይ ኣዲስ ኣበባ ዩንቨርስቲ ኮይኑ ዘርኢ ዓይነት ኣርማ እዩ ።

እዚ ንሪኦ ዘለና ኣርማ ናይ ሓበሻ ዘርኢ ዓይነት ኣርማ እዩ።

እዚ እንሪኦ ዘለና ዓይነታት አትክልቲን ን ፍራምረን ከም ፃዕዳ ሽጉርቲ ፣ጥቅሉል ሓምሊ ፣ ባናና፣ ጨና አዳም ዝአመሳስሉ እዮም።

እዙርንርእኢ ዘለና ኣብ ቤት ምህርቲ ኮይኑ ደቂ ንስትዮ ሓደ ኣይነት ዲቢዛ ገይረን ገዛ ቀለም እናቐለማ ዘርኢ እዩ።

እዚ ካብተን ናይ ትራንስፖርትን ተሽከርከርትን ሓንቲ ኮይና ፍሉይ ስማ ድማ ሳይክል እናተብሃለት ትፍለጥ።

እዚ ንሪኦ ዘለና ካብቶም ናይ ዓይነታት መሰረታዊ ልምዓት ሓደ ኮይኑ ሃዲድ እናተባህለ ዝፍለጥ ኮይኑ ንባቡር ዘኽይድ ዓይነት እዩ።

እዝ እንርኢ ዘለና ብእድ ሰብ ዝተሠረሕ ኾይኑ መሶው ፣ወርቊ መሶው፣ ኣገልጋይ እዩ። ብታንቴል ከም ዝተሸፈነ ዘርኢ እየ።

እዚ ንርእዮም ዘለና ዓይነታት ኣሕምልቲ ፍረ ኮይኖም ሙሉእ ሽሞም ድማ በነና ፣ ማንጎ፣ ዱባ እናተባህሉ ይጽዉዑ።

እዚ ካብቶም ናይ ኣትክልትን ኣሕምልትን ፍራምረን ዝባሃል ኮይኑ ሓምሊ፣ ጎመን፣ ካሮት ፣ድንሽ፣ ቃርያ ዝመሳሰሉ ዘርኢ እዩ፡፡

እዝም ርእዮም ዘለና መርዓውን መርዓትን ኣብ በረኻዊፂኢሎም ናይ ፍእርን ሓጐስን ናጐሎፁን ብታሕጓስ ሽኽቶም ዘር እዩ።

እዚ እንረኦ ዘለና ዓይነታት መጋየፂ ኣብ ክሳድ ዝእሰር ኮይኑ ማዕተብ እንዳተባሃለ ዝፅዋዕ ናይ ልቢ ቅርፂን ናይ ዓይኒ ቅርፅን ዘለዎ ንዓይንካ ዝስሕብ ፍሉይ ዘለዎ ቅርፂ እዩ።

እዙይ እንሪእዮ ዘለና ናይ ስፖር ማርኬት ኣቅሑ ኮይኑ ንሻሂ ንመስርሒ ዝከውን ኮይኑ ፍሉይ ሽሙ ድማ ቀጠፍ እናተባህለ ይፅዋዕ።

እዚ እንሪኦ ዘለና ዓይነት ኣሕምልቲ ተኽልታት ፍራምረ ከም ሓምሊ፣ ኮሚደረ፣ ለሚን፣ ጥቅልል ሓምሊ ዝመሳሰሉ ዓይነታት ኣሕምልታት እዮም።

እዘ ንርእየን ዘለና ዓይነታት እንስሳ ኾይንን ናይ ገዛ እንስሳ ኾይንን ደርሆ ናተብሃላ ኣብ በረኻ ወፂአን ኣብ ሉምሉም ምግቢ እናበልዓ ዘርኢ ናይ ሓጐስ ናይ ሓጐስን ናይ ፍቕርን መንፈስ እዩ።

እዝ ንርአ ዘለና ንጉዳት ኣካል ድንቋሣኣሱም ዘይህእሉ ዝኾነ መቛሓዚ ፍሉሹሙ ድማ ውልከር ናተባህለ ይጽዋዕ።

እንሪአን ዘለና ተሽከርከርቲ ካብ ቆም ዝተሰርሓ ኮይነን ኣብ ማይ ክኸዳ ዝኽእላ ፍሉይ ሽመን ድማ ጀልባ እናተባህላ ይፅዋዕ፡፡

እዚ ካብቶም ናይ ኤሌክትሮኒክስ ሓደ ኮይኑ ካብ ፀሓይ ብርሃን እናሰሓበ ብርሃን ይኹን ከልኦት ቻርጅ ንመጥቀሚ ዘስርሕ ኾይኑ ፍሉይ ሹሙ ድማ ሶላር ይበሃል።

እዞም ንሪኦም አለና ተማሃሮ ኣብ ትምህርቲ እናተማሃሩ ብተግባራዊ ኮይኑ ፍሉይ ሽሙ ድማ ላብራቶሪ እንዳተባሃለ ይፅዋዕ።

እዚ ካብቶም ናይ ኣልኮላት መሰተ ሓደ ኮይኑ ፉሉይ ሽሙ ድማ ሓበሻ ቤራ እናተባሃለ ይፅዋዕ።

እዘ ንርአ ዘለና ኣብ ዕዳጋ ቃርያ ሥላታ ቊስታ ኣብ ዕዳጋ ተዘርግሕሖም እናተሸጡ ዘርኢ ዘለዉ እዩ።

እዙ እንርእአ ዘለና ዓይነታት ልስልስመስተኾይኑ ኰኳ ንሓደ ለይተርን ኃተን ቅርሺ ቦስ ማይ ሃላንዲ ንኽልተ ለይ ዕሥሓተን ብር ዋንስ ዝበሃል ድማ ንክልተ ዕሥዓን ብር እንናተሸጠ እዩ።

እዚ ካብቶም ዓይነታት ማሕበራዊ ሚድያ ኮይኑ ፉሉይ ሽሙ ድማ መሰንጀር እናተባሃለ ይፅዋዕ።

እዝ ንርኢ ዘለና ኣብኡዋን ቀዉዖ ኾይኑ እኽሊ ናፅረየ ዘርአ እዩ::

ልን ርኢ ዘለና ነባር ጠላይ ምንስተር ኃይልማራያም ደሣለኛ ምስ ጠቕላይ ምንስተር ኣብዪ ኃመድ ናይ ኢቲዩጴያ ባንዴራ ዝዘርጕሖም ዘርኡ ዘር ምስሊ እዩ::

እዚ እንሪኦ ዘለና ናይ መዘናግዒ ቦታ ኮይኑ ንመናእሰይ ዝፃወትሉ ፍሉይ ሽሙ ድማ ጀቶኒ እናተባሃለ ይፅዋዕ፡፡

እዙ ኻፍቶም ኣርማታት ሓደ ኮይኑ፤ ትካል እግሪ ምትካል ትግራይ ዘርአ ኣርማ እዮ።

እዚ ንሪኦ ዘለና ኣብ ዕዳጋ ኮይኑ ኣትክልትን ኣሕምልትን ፍራምረ ከም ቆስጣ ፣ለሚን ዛኣመሳሰሉ ዘርኢ ዓይነታት ኣትክልቲ እዩ።

እዚ እንሪኦ ዘለና ካብ ጡጥ ዝተሰርሐ ኮይኑ ንዓይንኻ ሰሓብን ደስ ዝብል ዓይነታት ከም ናይ ኣወዳት ናይ ኣጓላትን ዙርያታት ዝኣመሳሰሉ እዩ ።

እዙይ ካብቶም ልስሉሳት መስተ ሓደ ኮይኑ ፍሉይ ሽሙ ድማ መዓዛ ማንጎ እናተባህለ ይፅዋዕ።

እዚ ንርኦ ዘለና መርዓውን መርዓትን ምስ ዓባት ነፍሰም ኮይኖ እታ መርዓት ናይ መጽሓፍ ቅዱስ እናሰ ዓመት ዘሪ ኣይነት ምስሊ እዩ::

እዚ ካብቶም ናይ ዓይነታት መስተ ልስሉስ መስተ ዝባሃል ኮይኑ ከም ኮካ ፣ ስኘራይት ዝኣመሰሉ እዩ፡፡

እዚ ካብቶም ዓይነታት ተሽከርከርቲ ሐደ ኮይኑ ፍሉይ ሽሙ ድማ ሳይክል እናተብሃለ ይፅዋዕ።

እዚ ንርእዮ ዘለና ናይ ገዛ ኣቁሑ ኮይኑ ንመዝሕሊ ምግቢንመዝሕሊ መስተታት ኮይኑ ፍሉይ ሽሙ ድማ ፍርጅ እናተባሃለ ይፅዋዕ።

እዚ እንሪኦም ዘለና ካብቶም ናይ ኣልኮላዊ መስተ ሓደ ኮይኑ ፉሉይ ሽሙ ድማ ኣዋሽ እናተባሃለ ይፍለጥ።

እዚ ንሪኦ ዘለና ካቶም ናይ ኣልኮላት መስተ ሓደ ኮይኑ ከም ጉደር ዊስኪ ዘርኢ ዓይነት እዩ።

እዝ ንርእአ ዘለና ካው ጣውላታት ዝተሠርሐ ኾይኑ ናይ ገዛ ናይ ቢሮን ኣቕሆ ቀም ኣርማድዬ ጥርጵዛን ጣውላታት ዝተኣከበ ዘርኢ እዩ።

እዚ እንሪኦ ዘለና ዓይነታት ምግቢ ኮይኑ ናይ ስዕረት ምግቢ ፍሉይ ስሙ ድማ ጥብሲ እናተባሃለ ይፅዋዕ።

እዝ ንርኦ ዘለና ካብቶም ዓበይቲ ፍሉጥ ኣፍ ዝኾኑ ዩንበርስቲ ሓደ ኾይኑ ሹሙ ድማ በህርዳር ይንበርስቲ እናተሃለ ጽዋዕ እዩ።

እዚ ንሪኦ ዘላና ካብቶም ዓበይቲ ማሽናት ትፍለጥ ሓንቲ ኮይና ፍሉይ ስማ ድማ ዶውዘር እናተበሃለ ይፍለጥ።

እዝ ንርዮ ዘለና ባንዴራ ብሓደ ኾይኑን ናይ ኢቲብያን ናይ ኣፍሪካን ዘርአ ዓይነት ባንዴራ እዩ።

እዚ ካብ ካብቶም ናይ ኣልኮላዊ መሰተ ሓደ ኮይኑ ፍሉይ ሽሙ ድማ ሓበሻ ቢራ እንዳተባሃለ ይፍለጥ።

እዞም እንርእዮም ዘለና ካብቶም ሕጊ ኣኽበርቲ ኮይኖም ኣብ ትሕቲ ሕጊ ዝሰርሑ፣ ፍሉይ ሽሞም ድማ ትራፊክ እናተብሃሉ ይጽዉዑ።

እዚ ንሪኦ ዘለና ካብቶም ናይ ዓይነታት ሕርሻ ኮይኑ ንዓይንካ ዝስሕብ ደስ ዝብል ፍራምረ አቁፅልቲ ኮይኑ ፍሉይ ሽሙ ድማ ቆስጣ እናተብሃለ ይፅዋዕ ።

እዚ ንሪኦ ዘለና ካፍቶም ናይ መንበሪ ገዛ ኮይኑ ሓደ ኮይኑ ካብ ዕንፀይትን ሳዕርን ዝተሰርሐ ዓይነት ገዛ እዩ።

እዘን እንሪእን ዘለና ናይ በረኻ እንስሳ ኮይነን ፍሉይ ስመን ድማ ኣድጊ በረኻ እናተብሃላ ዓይነት እንስሳ ናይ በረኻ እየን።

እቲ እንሪኦ ዘለና ካብቶም ናይ ኣልኮላት ዓይነታት መስተ ኮይኑ ፍሉይ ሽሙ ድማ ሓበሻ ቢራ ይበሃል።

እዚ እንርእዮ ዘለና ናይ ውፅኢት ሕርሻ ምህርትን ኮይኑ ፍሉይ ስሙ ድማ ስርናይ እናተባህለ ይፍለጥ።

እዚ ንሪኦም ዘለና ካብቶም ናይ ኢትዮጵያ ሕጊ ኣኽበርቲ ኮይኖም ፍሉይ ስሞም ድማ ምክልኻል ሓይልታት ሃገረ ኢትዮጵያ እናተባህሉ ይፍለጡ፡፡

እዚ እንርእዮ ዘለና እዘን ቆልዑት ገመድ ዝላ እናዘለላ ብታሓጐስ እናተሓጐሳ እናሰሓቓን ዘርኢ ዓይነት ምስሊ እዩ፡፡

እዚ እንሪኦ ዘለና ናይ በረኻ እንስሳ ኮይኑ ምግቢ እናበልዐ ብአእዳው ዘርኢ ኮይኑ ፍሉይ ሽሙ ድማ ህበይ እናተበሃለ ይፅዋዕ።

እዝ እንርአ ዘለና ናይ ገዛእ ኣቕሕት ኮይኑ ሶፋ ተልፌጅን ጥርጴዛ ኣርማድ ዘረዓይነት እዩ።

እዚ ካብቶም ዓይነታት ምግብታት ኮይኖም ከም ዳቦ፣ ቦምቦሊኒ፣ ኬክ ዝኣምሰሉ ዓይነታት ምግብታት እዮም።

እዝ ንርአ ዘለና ዓይነት ዘመናዊ ክዳን ሱፍ እና ቤሎ ፊየሪ ይበሃል

እዚ ንርእዮ ዘለና ካብ ሓፂን መጺን ዝተሰራሐ ኾይኑ ምቕሊ ኃጺን መንከሽከሽ ፈርኔሎ ዝመሳሰሉ እዩ።

እዘን ንርእየን ዘለና ደቂ ኣንስተዮ ቖልዑ ትምህርቲ ብሓንሳብ ኾይንን እናተራዳደኣ ዘርእይ ዓይነት እዩ።

እዙይ ኻብቶም ዘመናዊ ማሽናት ሓደ ኾይኑ ዘድይብን ዘውርድን ዓይነት ማሽን እዩ ፍሉሱሙ ድማ ልፍ እናተውሃለይትዋ።

እዙ ንርእዮ ዘለና ዓይነት መጋያጺ ታብ ወርቂ ዝተሠራ ኾይኑ ናይ እዝኒ ናይ ክሳድን ዘር ዓይነት መጋያፂ እዩ።

እዝ እንርእአ ዘለና ናይ ግልጋለት ትምህርቲዝዕል ኮይኑ ንቶምሃሮ መምሐሪዝ ኮይኑ ስሙ ድማ ወንበር እናታውሃለ ይፈለጥ።

እዝ ንርኦም ዘለና ተምሃሮ ኣብ ክላስ ተሰባ ሲቦም ናታራዳዱ ዘርኢ ዘርአ ዓይነት ምስሊ እየ::

እዝ እንርእኢ ዘለና ኣብቶም ናይ ኣልኮላት መስተሕ ሓደ ኾይኑ ፍሉሹሙ ድማ ቀዳሜየ ቢራ እናተብሃለ ይፍለጥ ::

እዝ ንርአ ዘለና ካብቶም ናይ ኣልቀላዊ መስተሓደ ኾይኑ ፍሉሱሙ ድማ ጉደር እናተብሃለ ይፍልጥ።

እዝ እምርዕ ምለና መጋያጽታት ናይ እዝኒ ናይ ክሳድ ናይ ርእሲ ናይ ኢድ ዝኣምሰሎ መጋየጽታት እዮ።

እንዲ ኻብቶም ናይ መኅዋራ ሙዲያታት ከም ፌስቡቅ እንስተግራም ይቲብ ተለግራም ቲክቶኽ ስናብጫት ሙል ዘርኢ እዩ።

እዝ እንርእዮ ዘለና መሳርሒ ናይ ጽርጋያታት ካልኦትን ኮይኑ ፍሉይ ሱሙ ድማ ዓረብያ እናተብሃለ ይጽዋዕ።

እዙ ካብቶም ናይ ኢቲዩጵያ ፖሎቲከኛታት ሓደ ኾይኑ ሹሙ ድማ ኣይተ ደመቀ መኮነን እናተብሃለ ከም ዘፍለጥ እዩ።

እዙይ ኻብቶም ናይ ኣኅምልትን ፍራምረን ኣትክልትን ሓደ ኮይኑ ፊሉሱሙ ድማ ማንጎ እናተብሃለ ይጽዋዕግ::

እዝ ንርእዮ ዘለና መጋያፂ ናይ እዝኒ ኮይኑ ፍልይ ስሙ ድማ ሳቝር እናተብሃለ ይፅዋዕ።

እዙይ ንርአ ዘለና ታፍቶም ዓበይቲ ናይ በርኻት እንስሳት ሓደ ኾይኑ ሹሙ ድማ ጕማረ ናተብሃለ ጽዋሕ ዓይነት እንስሳ እዩ።

እዙይ ኻብቶም ናይ ኢቲዮጲያ ጶሎቲቀኛታት ፍሉጥ ሓደ ኮይኑ፤ ሹሙ ድማ ኣይተ ደመቀ መኮንን ነተበሃለ ይፅዎዕ።

እዙ ኻብቶም ናይ መገታት ናይ እዝኒ ናይ ክሳድ ኮይኑ ፍሉይ ሹሙ ድማ ወርቂ ይበሃል።

እዝ እንርእአ ዘለና ኣብቶም ዓይንታት መጕዕት ሓደ ኾይኑ ባቦር ናተውሃለት ትዋዕ ሰብ እንዳጽ ዓነት ዘርኢ እዩ።

እዝ እንርኦም በለና ቃኣብ ናይት እቶም ኣትክልጥን ሕመልጥን ኮይኖም ከም በናና ኮሚደረ ባጳየ ለኣመሳሳሉ ዘር እዩ።

እዝ ንርኦ ዘለና ኣርማ ናይ ኢትዮጵያ ፖስታ አገልግሎት ዘርኢ ኣይነት ኣርማ እዩ::

እዞም እንድኦም ዘለና ተምሃሮ ብሓደ ተሰባሲቦም እናተ ጨወቱ ናታ ሓጐሱድ ብሓደ ዘርኢ ኣይነታት ሓጐስ እዩ።

እዙይ ቃብቶም ናይ ኢቲኦጴያ ተፈለጢ ምህራት ሓደ ኾይኑ ሹሙ ድማ ችሃር መሃመድ እናተብሃለ ይጽዋዕ።

እዙይ ኻብቶም ኣይነታት ናይ ኣልኰል መስተ ኮይኑ ፍልሱሙ ድማ ቅዱሽ ጌርግስ ዲራ እናተብሃለ ይጽዋዕ።

እዝ እንርእየ ዘለና ካብ እቶም ናይ ኢቲዎጵያ ፉል ኣስደናቕ ታሪኻዊ ሓደ ኾይኑ ታብ ኰውሒ ተፈል ፊሉ ዝተሠርሐ ኣይኔጦኺ ላሊበላ እናተብሃለ ዝፍለጢ እዩ ::

እዝ እንርአ ዘለና ናይ ኢትዩጵያን ባንዴራን ናይ ኤርድራ ባንዴራን ዘሬየ ዓይነት ባንዴራ ኢዩ።

እዝ እንርእየ ዘለና ፍሉይ ቅርፂ ዘለዎን ዓይነኻሠሕ ጐይኑ ን ስንኻ መመወፂ ዝጠቅም ዓይነት መመወፂ እዩ።

እዝ ንር ዘለና ካብቶም ፍሊቅር ፃቕርጥ ዘለዎ እናዓይኒ ሳሓቲ ብዓለም ደረጃ ተፈላጥ ዝኾነ ሓወልቲ ኣኽሳን እናተብሃለ ይጽዋዕ።

እዘ ንርእዮ ዘለና ዓይነት ኣትክልትታት ከም ዱባ፣ ሰሰግ ፃዕዳ፣ ሽጕርቲ ዝመሣሰሎ ዓይንታት ኣትክልትታት እዮም።

እዙይ ኻብቶም ኣኒነታት ኣልኰል መስተኾይኑ ፍሉሹሙ ድማ ቅዱስ ጌብሪርግሥ ቢራ እናተባሕለ ይጽዋዕ።

እዝ ከብቶም ናይ ማኅበራዊ ሚድያ እናተብሃሉ ዘፍለጥ ሓደ ኾይኑ ፍሉይ ሱሙ ድማ ትዊተር እናተብሃለ ይፍለጥ።